ናይ ገዛ ኣውኁ ነጋዲታት ማለት ሓደ ኻበኣቕቶም ክርቢት እንተልየልና ክርቢት ማለት ኻብ ዝተፋለ እንጭድታት ተሠርሒቡ ን ኃውዊይ ምንደዲ ዝጠቅም ኣይነት ነበት እየ።

ናይ ገዛ ኣቕሖ ነጋዲታትክንምብልገለና ሓደተ ልልና ኸኦም ጐዞሞ እንተኢልና በዞ መቕጥቖጢ ገረባትን መኡሞጢ እንጸይታትን ኮይኑ ዘገልግለና የ።

ናይ ፃባ ምህርቲ ሱቓት ማለት ብፉሉይ ኣብ ብፍሉ ቦታ ተቐሚጦም ዝርከቡ ሐብረተ ሰብ ብቐሊሉ ፀባ ኽገዘሎም ዝኽእሉ ሱቓት እዮም፡፡

በንዳ ማለት ጨርቂ ኾይኑ ኣብ ዕዳጋ ዝርከብ ዝተፈላለዩን ዓበይትይኹን ንንእሽትያት ሰባት ዘገልግል ካብ ዝተፈላለየ ቦታ ዝመፀ እዩ።

ሆቴል ማለት ኣብ ከተማ ዝርከብ ኮይኑ ብሳልሳይ ወይከዓ ብኻልኣይ ደረጃ ልዕሊኡን ማለት ልዕልን ትሕተን ዝስራሕ ገዛ ኮይኑ ናይ መገልገሊ መደቀሲ ዝጠቕም እዩ።

ጥረ ገንዘት ማለት ብቕርሹ ኣብ ባንኪ ውን ድማ ኣብ ዝኾነ ሓፂን ዝቕመጥ ማለት ናብ ንብረት ዘይተለወጠ ማለት እዩ፡፡

ናይ ፃባ ምህርቲ ስቓት ማለት ዝተፈላለ ኣደታትናይ ወልዳ እሞ ካብኡ ናይ ፃባ ምስኣን ስለ ዘጋ ጥመን ካብ ናይ መንግሥቲ ዝተሠርሐ ኣብ ሥቓት ዝርከብ ምህርቲ ማለጥ እዩ።

ናይ ገዛ ኣቕሕነጋዲታት ማለት ውዲ ሰብ ዝጥቆመሎም ከም ንመብልዕ እንጀይራ ከም መሥርሕ ጸብሒ ኸም መሰንከት እንጀይራ ዝወሎ ኾይኖም ወዲ ሰብ ዝጥቆምሎም እየ።

ናይ ጻባእ ምህርቲ ሽቕት ማለት ካብ ኸፍቲ ተኃሊቡ ተጻሪን ናብ ድንኳን ይወሰድሞ ካብኡ ዝተፈላለ ኅብረተሰብ እንዳገዘ ዝጥቆሞሉ ዒንት ምህርቲ እየ።

ናይ ፀባ ምህርቲ ሽቋት ማለት ሕብረተሰብ ካብ ከፍቲ ሓሊቡ ናብ ድንኳን ወሲድና ናብዕዳጋ ማለት ናብ ጠረገንዘብ ዝልውጠሉ መድረኽ ማለት እዩ።

ናይ ገዛ ኣቁሑ ነጋዲታትኲለና ኸሎ ሓደ ኣየልናኸኦም ምራን እዩ ምራን መጥመሪ እኽድን መጥመሪ ዕንጨትታትን ዘገልግለና ኣይነት ነብረት እዩ።

ቦንዳታት ማለት ኣብ ስተፋላለዩ ትጽጢሖም ዙርከዉ ኣጭረቕቲ ኮይኖም ንኅብረተሰብ ብሕሳርዋጋ ኽጐዝኦምተ ሃይሎም ዝቕሩ ኽዳውንቲ እዮም።

ናይ ጸባ ምህርቲ ሥቓት ማለት ኣብ ስተፍላለዩ ድንኳናት ዝርከቡ ብታኒካ ተዓሽጎም ዝሽየጡ ናይ ጸባ ምህርቲ ፍልፍላት እዮም።